ዝተፈላለዩ ናይ ሂወትና አገደስቲ ነገራት ኬድና እንዕድገሉ ቦታ ንኣብነት ኣስቤዛ ገለ ሽጉርቲ ፣ ኮሚደረ ንገዝኣሉ።

ካብ ሓደ ቦታ ናብ ሓደ ቦታ ምንቅስቃስ ዝተፈላለዩ ብሰብ ዝተሰረሑ ብተፈጥሮ ዘለዉ ከም መኪናን ጋሪን.

ብቅዓት፣ ፃዕሪ እና ምንቅስቃስ ኣካል ዝሓትት ንመዘናግዒ እና ንምንቆስቅስ ዝጠቅም ን ዝተፈላለዩ ምንቅስቃስ እንትኸውን ናይ ባዕሉ ዝኮነ ሕግታት ዘለዎ ምንቅስቃስ ኣካል ይበሃል ።

ኣብ ውሽጢ ገዛ ዝርከብ ነገራት እንትኸውን ንምግብነት ፣ ንመስተነት ንግልገለሎም ነገራት ንመተሐዝነት ዘገልግሉ ኣቁሑታት ናይ ገዛ ኣቂሑ ንብሎም።